ሱፐርማርኬት ኣቁሑ ማለት ኣብ ሱፐርማርኬት ኬድና እንረክቦም ኣቁሑት ኮይኖም ንኣብነት ከም ሻምፖ፣ ሎሽን፣ ቾኮሌት፣ ሎውዝ ካልኦት ዝተፈላለዩ ዓይነታት ኣገልግሎት እንረክበሉ እንርብሓሉን ሱፐርማርኬት ኣቁሑ ንፅዉዖም ።

ሙዚቃ ማለት ሓደ ናይ ባህላዊ ጨዋታታት ዘመልአ ኮይኑ ከም ኣብነት ሓደ ከም ክራር፣ ጭራወጣ ዝኣመሰሉ ናይ ባህልና ጨዋታታት ንመጫወትን መዘናግዕን ንጫወተሉን ንዝሰርሑሉ ስራሕ ይበሃል።

ሃይማኖት ማለት ኣብ ሓደ ዓዲ እቲ አገዳሲን መሰረታዊን ነገር ካብ ዝበሃሉ ኮይኖም እዚታት ድማ ዓይነት ሃይማኖታት ዶሞ ብዙሓት ዓይነታት ሃይማኖታት ከም ዘሎ እዙይ ደማ ኦርቶዶክስ፣ ፕሮቴስታንት ፣ ሙስሊም ካልኦትን እዮም።

ጉዕዞን ቱሪዝም ስደት : ጉዕዞ ቱሪዝም ስደት ማለት ጉዕዞ ቱሪዝም ስደት ማለት ካብ ሓደ ቦታ ናብ ሓደ ቦታ ወይ ድማ ካብ ሓደ ከባቢ ናብ ሓደ ከባቢ ዝግበር ናይ ጉዕዞን ቱሪዝምን እዩ።

ኣትክልንት ኣሕምልትን ማለት ካብቶም ብሳይነስ ኣዝዮም ኣገደስቲ ምግብታት ዝብሃሉ ሓደ ኮይኑ፣ እዚ ድማ ከም ሰላጣ፣ ቆስጣ፣ ጎመን ካልኦትን እዮም፡፡

መሳሪሒ ፦መሳሪሒ ክንብል እንተለና ንደቂ ሰባት እቲ ኣገዳስን ጠቓሚ ኮይኑ እዚ ድማ ስራሕ ንክቃላጥፈና ንኣብነት ኸም መዋሮ፣ መጋዝ ዝኣመሳሰሉ እዮም።

ናይ ገዛን ናይ በረኻን እንስሳ ኽንብል ከለና መለት ናይ ገዛ እንስሳታት ኸልቢ፣ ድሙን በጊዕን ዝኣመሰሉ እንትኾኑ ናይ በረኻ ድማ ዝብኢ፣ ቡዃርያ ዝኣመሰሉ እዮመ።

መሰራታዊ ልምዓት ማለት ካብቶም ደቂ ሰባት ኣዝዩ ኣገዳሲን መሰራታዊ ነገር ካብ ዝባሃሉ ሓደ እዚ ድማ ከም ኤሌትሪክ፣ ማይ፣ ማብራህቲን ዝኣምሰሉ ነገራት እዮም፡፡

ዜና ማለት ደቂ ሰባት ካብ ዕለታዊ ተግባሮም ካብ ዝገብርዎ ሓደ ኮይኑ እዚ ድማ ብመልክዕ ሬድዮ፣ ጋዜጣ፣ ቴሌቭዥን ከልኦትን ዝኣምሰሉ ክሰምዑዎ ይኽእሉ እዮም፡፡

ኣትኽልትን ኣሕምልትን ማለት ኻፍቶም ብሳይነስ ጠቀምትን አድለይትን ተባሂሎም ካብ ዝግለፁ ኣብነት ከም ሰላጣ፣ ቆስጣ ዝበሉ ኣትኽልትን ኣሕምልትን እዮም።

ሙዚቃ ማለት ካብቶም ደቂ ሰባት ኣዝዩ ተፈታዉን እንትከውን እዚ ድማ ባህላዊን ዘበናውን ንብሎም ባህላዊን ከም ጭራዋጣ ዘኣመሰሉ እንትከውን ዘበናዊ ንብሎም ድማ ከም ፒያኖ ካልኦትን፡፡

ምግብታት ክንብል ከለና እዞም ደቂሰባት አዝዮም ኣድላይን ኣገዳስን ነገር ኮይኑ መሰረታዊ ነገር ኮይኑ እዚ ድማ ደቂ ሰባት ኣብ ዕለታዊ ናብረኦም ንክምገቡን ግድን ይኸውን።

ሃይማኖት ማለት ብዙሕ ዓይነት ሃይማኖታት እንትህልው ንኣብነት ከም ክርስትና፣ ሙስሊም ካልኦት ዝተፈላለዩ ዓይነታት ሃይማኖት እንትህልው ሃይማኖት ብቡዙሕ መልክዑ ክንገልፆ ንክእል፡፡ እምነትካ ብደንቢ ኣስጢምካ እትሕዘሉ ሃይማኖት ኢልና ክንፅውዖ ንክእል፡፡

መፋለጢ ማለት ደቂሰባት ካብዞም ኣገዳሲ ካብ ዝበሃል ነገራት ሓደ ኮይኑ ንደቂሰባት ትካሎምን ንግዶምን ንምፍላጥ ብመልክዕ ማሕበራዊ ሚድያ ቲክቶክን ካልኦት ነገራትን መፍለጢ ክጥቀሙ ከለዉ እዪ ።

ፀጉሪ ማለት ካብቶም ደቂ ሰባት ኣዝዩ ኣገዳሲነት ካብ ዝባሃል ተፈጥራዊ ኮይኑ እዚ ድማ ኣብ ርእስናን ኣብ መኳራርዕትናን ዝውቅል ዓይነት እዩ።

መፅሓፍን ጋዜጣን ማለት ሓደ ሰብ ስለ ወቅታዊ ኩነታት ስለሃገሩ ወይ ድማ ስለናይ ዓለም ኩነታት ክፈልጠሉ ዝክእል ካበ መፅሓፍን ጋዜጣን ኣንቢቡ ብዙሕ እውቀታት ክረክብ ይክእል ማለት እዩ፡፡

ፋሽን ክንብል እንተለና እቲ ደቂ ሰባት መሰረታዊ ነገር ካብ ዝበሃል ሓደ ኮይኑ፣ ደቂ ሰባት ማዕሪጎምን ፀቢቆምን ንክወፁ ሓደሽቲ ፋሽናት ክዳውንቲ ይኩን እንተስ ብካሊእ ነገር ዝጥቀምሉ ዓይነት እዩ።

መጋየፂ ማለት ደቂ ሰባት ካብዞም ዝጥቀምሉ ዓይነት መሰረታዊ ነገር ኮይኑ እዚ ድማ ደቂ ሰባት ጎሊሆምን ፀቢቆምን ንክወፁ ዝጥቀምሉ ኮይኖም እዚ ድማ ከም ብሪ፣ ነሃስ፣ ወርቂ ዝኣምሰሉ እዮም፡፡

ትምህርቲ ማለት ካፍቶም ኣገደስትን መሰረታዊ ነገር ኾይኑ ደቅሰባት ናብ ቤት ትምህርቲ ብምኻድ እኹል ፍልጠትን ዓቅምን ንምጭባጥ ዝጠቅሞም ትምህርቲ ይብሃል፡፡

ትምህርቲ ማለት ንደቂ ሰባት ኣዝዩ ኣገዳሲን ኣድላይን ካብ ዝኮነ ሓደ እንትኮን ንኣብነት 1ይ ደረጃ ቤት ትምህርቲ ከምኡ እውን 2ይ ደረጃ ቤት ትምህርትን ፤ ፕሪፓራቶሪ፣ ዩኒቨርስቲን ኮሌጃትን ኢልና ክንፅዎዖ ንክእል፡፡

ንግድን ምትዕድዳግን ማለት ደቂ ሰባት ኣብ ሓደ ዕዳጋ ይኩን ኣብ ሓደ ሹቅ ብምኻድ ዘይቲን ካሎኦት ነገራትን ንክዕድጉን ክገዝኡን ከለውን ንግድን ምትዕድዳግን ይበሃል።

ትራንስፖርትን ተሽከርከርትን ማለት ካብ ሓደ ዓዲ ናብ ሓደ ዓዲ ህዝቢ ሒዘን ክንቀሳቀሳ ዝክእላ መካይን እንትኮና ካብ ሓደ ቦታ ወይ ናብ ሓደ ቦታ ዝንቀሳቀስ እዩ፡፡

ታሪካውን ተፈጥራውን ማለት ኣብ ሓደ ሃገር ወይ ድማ ኣብ ሓደ ከባቢ እንረክቦም እንትከውን ንኣብነት ፦ካብ ቦታታት ዝበሃሉ ከም ላሊበላ ፣ኣክሱም ኮታስ ካልኦት ዝተፈላለዩ ዓይነታት ታሪካውን ተፈጥራኣውን ኢልና ክንፅዎዖም ንክእል።

ቤት ምግብን መስተን ማለት ደቂ ሰባት ዝጥቀምሉ ቤት ምግብን ማለት ደቂ ሰባት ዝበልዕሉ እንትከዉን መስተ ማለት ድማ ጎረረኦም ዘተርክስሉ ኮይኑኣብነት ሜስ፣ ስዋ ፣ቢራ እንትኩን፡፡

ዜና ኣዉታር ማለት ደቂ ሰባት ካብ ዝጥቀምሎም ሓደ ኮይኑ እዚ ድማ ብዛዕባ ኩነታት ዓዲ ዝጥቀምሉ ኮይኖሞ፤ እዚ ድማ ካብ ሮድዮ ፣ቴልቢዥኒ ጋዜጣ ካብ ዝተፋላለዩ ነገራት መልክዕ ዜና ከጋጥሞ።

ህንፃን ስራሕን ኣብ ሓንቲ ዓዲ ወይ ካዓ ሓደ ቦታ ኣገዳሲ ነገር ካብ ዝበሃሉ ሓደ ነገር ኮይኑ ሓንቲ ዓዲ ልምዕትን ድምቅትን ክትበሃል እንተኾይና እዩ። ህንፃን ስራሕን ክህልዋ ኣለዎ። ሓንቲ ዓዲ ልምዕቲ እንተኾይና ናይ ህንፃን ስራሕን ክህልዋ ኣለዎ።

ናይ ገዛ ኣቑሑት ማለት ካብቶም ኣገደስን ወሰንትን ዝበሃሉ ሓደ ኮይኑ ናይ ገዛ ኣቑሑት ክንብል እንተለና ከም ወንበር ፣ጠረጰዛ፣ ሶፋ ፣ኣርማድዮ ካሎኦት ዝመሳሰሉ ነገራት።

ናይ በረኻ ን እንስሳን ዝበሃሉ ናይ ገዛ ክንብል ተለና ከም ድሙ ኸልቢ እንትኾኑ ናይ በረኻ እንስሳ ደሞ ኸም ዝብኢ፣ ኣንበሳ ፣ነብሪ ዘኣመሰሉ እዮም፡፡

ናይ ገዛን ቢሮን ኣቁሑ ማለት ደቂ ሰባት ካብ ዝጥቀሙሉ ሓደ ነገራት ኮይኑ እዙይ ድማ ናይ ገዛ ኣቁሑ ክንብል ከለና ከም ወንበር፣ ጠረጴዛ፣ እንትኮን ናይ ቢሮ ኣቁሑ ክንብል ከለና ድማ ከም ኮምፒተር ዝኣመሰሉ።

ጥበብን ባህል ማለት ንደቂ ሰባት እቲ መሰረታውን ኣገዳስ ካብ ዝበሃሉ ነገራት ሓደ ኮይኑ ሓደ ማሕበረ ሰብ ጥበብን ባህልን ዓድና ሒዙ ንክዓቢ ካብ ዘድልዮም ነገራት ሓደ ብመልክዕ ጋዜጣ ፣ቴሌቪዠን ይኩን ብሬድዮ

ጥበብን በሃሊን ማለት ናይ ሓደ ከባቢ ውይ ድማ ናይ ሓደ ማሕ/ሰብ ብመልክዕ ድራማ ብመልክዕ ሙዚቃ ገይርና ናይዚ ማሕ/ሰብ ባህልን ጥበብን ተንፃባርቀሉ ጥበብን ባሃሊ ኤልና ንፅወዖማለት እዩ።

ጥበብን ባህልን ኣብ ሓደ ሕብረተሰብ ወይ ከዓ ኣብ ሓደ ማሕበረሰብ ክከውን ይክእል እዩ፡፡ ጥበቡን ባህሉን ብኣግበቡ ሓልዩ ባህልን ጥበብን እንዳተማሃረ ክዓቢ ኣለዎ፡፡ ጥበቡን ባህሉን ዝፈልጥ ወዲቁ ኣይወድቅን፡፡

ጫማ ማለት ካብቶም ደቂ ሰባት ኣዝዩ ኣድላይ ኣገዳስን ካብ ዝበሃሉ ሓደ ኮይኑ፤ ጫማ ደቂ ሰባት እሾክ ከይወግኦም ከምኡ እውን ዕንቅፋት ከይጋጥሞም፣ እምኒ ከይወቅዖም ዝከላከል ዓይነት እዩ።

መፋለጢ ክንብል ተለና እቶም ደቂ ሰባት ብዓብይኡ ኣገዳሲ ነገር ዝጥቀምሉ ኾይኑ እዚ ድማ ሓደ ትካል ከም መፋለጢ ኾይኑ ከገልግለና ዝኽእል ዓይነት እዩ፡፡

ፋሽን ማለት ደቂ ሰባት ኣብዝሓ ካብ ዝጥቀምሉ ዓይነታት ሓደ ኮይኑ ንደቂ ሰባት ጎሊሆምን ፀቢቆም ንክወፁ ብመልክዕ ክዳን ካብ ዝጥቀምሉ ዓይነታት ሓደ እዩ፡፡

ሰፖርት ማለት ደቅሰባትኣብ ዕለታዊ ተግባሮም ክም ዝገበርዎሓደ ነገራት እዚ አብ ሰዉነትኒምዕባይ ቆሞኖኦሞ ኒምስትክካልካብዝጥቀምሉ ነገራት አሰፖርት ሓደእዩ፡፡

ምግብን መስተን ማለት ቤት ምግቢ ማለት ደቂ ሰባት ዝበልዕሉ እንትኾን መስተ ማለት ደሞ ደቂ ሰባት ዝትርክስሉ ኮይኑ ንኣብነት ከም ሜስ፣ ስዋ፣ ቢራ ዝኣመሰሉ ነገራት እዮም፡፡

ጥበብን ባህልን ማለት ናይ ሓደ ከባቢ ወይ ድማ ናይ ሓደ ሕብረተሰብ ብመልክዕ ጥበብ ጌርና እኒገልፀሉ ንኣብነት ከም ድራማ መልክዕ ብ ሙዚቃ መልክዕ ናይ ቲ ሕብረተሰብን ባህልን እነፋልጠሉ ጥበብን ባህልን ኢልና ንገልፆ ማለት እዩ፡፡

ትራንስፖርትን ተሽከርከርትን ማለት ትራንስ ደቂ ሰባት ካብ ሓደ ቦታ ላብ ካሊእ ቦታ ብመኪና ዝቀሳቀስሉን ዝንቀሳ ዝከድሉን ቦታ ማለት ትራንስፖርት ተሽከርከርትን ማለት እዩ፡፡

ቤት ምግብን መስተን ማለት ደቂ ሰባት ቤት ምግቢ ክንብል ከለና ደቂ ሰባት ኣትዮም ዝበልዑሉን እንትኾን መስተ ድማ ደቂ ሰባት ዝዛናግዑሉን ኣእምሮኦም ዕርፍቲ ካብ ጭንቀት ዝጋላገልሉን እዩ፡፡

ምግብታት ማለት ንደቅ ሰባት ኣድላይቲ ካብ እንብሎም ዓይነት ሓደ እንትኾኑ ብዙሓትዓይነት መልክዑ ክሕግዝና ዝኽእሉ ዓይነታት ምግብታት እዮም ።ንሳቶም ድማ ከም እንጀራ፣ ሕምብሻ ካሎኦት ዝተፈላለዩ ዓይነት ምግብታት ኢልና ክንፅዕዎዖም ንኽእል ኢና ።

ባህልን ጥበብን ማለት ኣብ ሓደ ከባቢ ወይድማ ኣብ ሓደ ቦታ ወይድማ አብ ሓደ ሕብረተ ሰብ ሒዝዎ ክዓቢ ዝክእል ጥበብን ባህልን ንአብነት ብመልክዕ ሙዚቃ ወይድማ ብመልክዕ ድራማ ጌርካ እንትነቅርበሉ ናይ ሕብረተ ሰብ ጥበብን ባህልን ተባሂሉ ይፅዋዕ፡፡

ጥበብን ባህሊን ማለት ንሓደ ማሕበረሰብ ወይድማ ሕብረተሰብ ባህሉን ከባቢኡን መሲሉ ክዓቢ ብመልክዕ ሙዚቃ ወይ ድማ ድራማ ጌርና ህዝቢ ጥበብን ባህሉን ናይ ዓዱ ን ከንፀባርቀሉ ዝክእል ጥበብን ባህሊን ኢልና ነፅውዖ ማለት እዩ።

መፅሓፍን ጋዜጣን ማለት ደቂ ሰባት ብዛዕባ ናይ ሃገሮም ጉዳይ ይኩን ብዛዕባ ካልኦት ካብ መፅሓፍን ጋዜጣን ብምንባብ ፍልጠት ክቀስምሉ ዝክእሉ ዓይነት መፅሓፍን ጋዜጣን እዩ፡፡

ሕርሻን ግብሪናን ሕርሻን ግብሪናን ኣብ ሓንቲ ዓዲ ዓርሳ ክእላ ክትበሃል እንተኮይና ሕርሻን ግብርናን ኣቢላ ናብራ ክትመርሕ ኣለዋ:: ካብ ጥመትን ድሕረትን ክናገፉ እንተኮይኖም ሕርሻን ግብርናን ተኣዝዩ ወሳኒ ነገር እዩ።

መፋለጢ ማለት ደቂ ሰባት ናይ ንግዶም ወይ ትካሎም ምፍላጥ ብመልክዕ ማሕበራዊ ሚድያ ኣቢሎም ትካሎምን ንግዶም ዘፋልጡሉ መፋለጢ ይበሃል።

አርክቴክቸር ን ህንፃ ስራሕን ማለት ኣብ ሓደ ዓዲ እቲ ኣድላዪ መሰረታዊ ነገር ካብ ዝበሃሉ ሓደ ኮይኑ እዚ ደማ ብዛዕባ ስነ ህንፃ ዘፅንዕ ዘፈር እዪ ።

መሰረታዊ ግልጋሎት ማለት እቲ ንደቂ ሰባት ኣዝዩ ኣገዳስን ኣድላይ ካብ ዝብሃሉ ሓደ ኮይኑ መሰረተዊ ኣግልግሎት ካብ ዝብሃሉ ደሞ ኤሌክትሪክ ፣ማይ ፣መብራህቲ ዝኣምሳሰሉ እዮም፡፡

ንግድን ምትዕድዳግን ማለት ደቂ ሰባት አገዳሲን ኮይኑ ዝርከብ፤ ደቂ ሰባት ካብ ሓደ ዕዳጋ ካብቲን ናብቲን ብመልክዕ አቅሓ ይኩን ብዝተፈላለየ ነገር እንትተዓደጉን እንትሻወጡን ከለው ንግድን ምትዕድዳግን እዩ፡፡

ሕብረተሰብን ስድራን ማለት ኣብ ሓደ ከባቢ ወይ ድማ ኣብ ሓደ ቦታ ብሓባር ዝነብሩ እንትኮኑ ሕብረተሰብን ስድራን ኢልና ክንፅዎዖም እንክእል ብደም ወይ ድማ ብመውብስዎ ዝተኣሳሰሩ ሕበረተሰብን ስድራን ኢልና ክንፅዎዖም ንክእል፡፡

ጥበብን ባህልን ማለት ንሓደ ከባቢ ወይ ድማ ንሓደ ማ/ሰብ ቅርፂ ሒዙ ክዓቢ ዝክእል ኣብነት ብመልክዕ ድራማ ወይድማ ብመልክዕ ሙዚቃ ጌርና ነቲ ሕ/ሰብ ባህሉን ጥበቡን ሒዙ ንክዓቢ ምግባር እዩ፡፡

ትራንስፖርትን ተሽከርከርትን ማለት ደቂ ሰባት ደቂ ሰባት ካብ ሓደ ቦታ ናብ ሓደ ቦታ ንክንቀሳቀሱ እትገብር እንትከውን እዚ ድማ ትራንስፖርትን ተሽከርከርትን ይባሃል፡፡

መሳርሒ ማለት ዝተፈላለዩ ዓይነታት መሳርሒ እንትህልዉ ንኣብነት ከም መባሮ ፣ሚሳር ፣መጋዝ ካልኦትን ዝተፈላለዩ ዓይነታት መሳርሒታት ደቂ ሰባት ስራሕ ከቃላጥፉልና ዝክእሉ መሳርሒ ኢልና ክንፅዎዖም ንክእል ፡፡

ተፈጥሮኣውን ከባብያውን ማለት ኣብ ሓደ ቦታ ወይድማ ኣብ ሓደ ከባቢ እንሪኦ ተፈጥሮኣዊ ዝኮነ ፀባይ ኣየር ወይድማ ለውጢ ፀባይ ኣየራት ተፈጥሮኣውን ከባብያውን እናበልና ንፅውዖ ንኽእል ማለት እዩ።

መጋየፂ ማለት ካብቶም ደቂ ሰባት ኣዝዮም ኣገደስትን ዝባሃሉ ኮይኖም ንመመላክዕን መጋየፅን ካብ ዝጥቀምሎም ነገራት ደሞ ከም ወርቂ፣ ብሩር ናሃሲን እዮም፡፡

ሕብረተሰብን ስድራን ማለት ኣብ ሓደ ከባቢ ወይ ድማ ኣብ ሓደ ማሕብረሰብ ብሓደ ንጥቀመሎም እንትኾኑ ንኣብነት ኣብ ሓባር ዝነብሩ ሕብረተሰባትን ስድራን ኢልና ክንፅወዖም ንኽእል ።

ሃይማኖት ማለት ካብቶም ደቂ ሰባት አዝዩ አገዳስን ኣድላዩን ካብ ዝበሃሉ ኮይኖም እዚ ድማ ብዙሕ ዓይነታት ሃይማኖታት ደቂሰባት ኣለው እቲ ሓደ ኦርቶዶክስ ፣ ሙስሊም፣ ፕሮቴስታንትን ካልኦትን ዝኣመሰሉ ነገራት ኣለው ።

ምግብታት ማለት ንደቂ ሰባት ኣድላይቲ ካብ ዝኮኑ ምግብታት እዮም፡፡ ብፍላይ ድማ ንደቂ ሰባት ኣድላይቲ ካብ እንብሎም ዓይነታት ምግብታት ዝብልዑ ከም እንጀራ፣ ሕምባሻ ካልኦት ዝተፈላለዩ ዓይነታት ንደቂ ሰባት ኣድላይቲ ምግብታት ኢልና ንጠቅሶም እንፅወዖም፡፡

ባነዴራ ማለት እቲ ብመሰረታውን ኣገዳስን ንሓደ ዓዲ መለለይ መፍለይ መንነት እንትኸውን ሓንቲ ዓዲ ካብ ኻልኦት ዓዲ እንትፍለየሉ መልክዕ ደሞ ባንዴራ እዩ፡፡

ሕብረተሰብን ስድራን ማለት ብሓበር ዝነብሩ ወይ ድማ ኣብ ሓደ ከባቢ ኣብ ሓደ ቦታን ሕብረተሰብ ወይ ድማ ማሕበረሰብ ብሓባር ዝነብሩ ሕብረተሰብን ስድራን ኢልና ክንፅዎዖም ንክእል ማለት እዩ፡፡

ንግድን ምትዕድዳግን ማለት ደቂ ሰባት ካብ ኣብ ሓደ ዕዳጋ ካብ ሓደ ሹቕ ንግዲ ክገዝኡ ክልውጡ ክሸጡን ከለው ንግዲ ምትዕድዳግ ንብሎም።

መጋየፅን መማላክዕን ማለት ንደቂ ሰባት እቲ ኣገዳሲን መሰረታውን ነገር ኮይኑ ፤እዚ ድማ ደቂ ሰባት መልኪዖምን ማዕሪጎምን ንክወፁ መጋየፂ ይጥቀሙ፡፡ እዚ ድማ ከም ወርቂ፣ ብሩር፣ ነሓስን ዝኣምሳሰሉ እዮም፡፡

ኣትክልንትን ኣሕምልትን ማለት ደቂ ሰባተ ካብቶም መሰረታዊ ነገር ብሳይነስ ዝተረጋገፀ እንትኸዉን እዚ ድማ ከም ሳላጣ፣ ቆስጣ፣ ጎመን ካላኦት ካልኦትን ዝኣመሰሉ እዮም፡፡

ናይ ገዛን ቢሮን ኣቁሑ ማለት ኣብ ገዛን ኣብ ቢሮን እንግልገለሎም ኣቁሕታት እንትኮኑ ንኣብነት ከም ጠረጰዛ፣ ወንበር ካልኦት ዝተፈላለዩ ዓይነታትን ኣብ ገዛን ቢሮን እንግልገለሎም ናይ ገዛን ቢሮን ኣቁሑ ኢልና ንፅወዖም ማለት እዮም፡፡

ማሕበራዊ ሚድያ ማለት ካፍቶም ደቂ ሰብት ብኣብዛሓ ካብ ዝጥቀሙ መሰረታዊ ነገር ኾይኑ እዚ ድማ ከም ፌስቡክ፣ ትዊተር፣ ንቲቪን ካልኦት ነገራት እዮም፡፡

ገዛን መንበርን:ገዛን መንበሪን ማለት ንደቂ ሰባት መሰረታውን ኣዝዩ ኣገዳሲን ኮይኑ እዚ ድማ ናይ ገዛ ክንብል እንተለና ናይ ደቂ ሰባትመፅለልን መንበሪን ማለት እዩ።

ፖሎቲካ ማለት ኣብ ሓደ ዓዲ እቲ መሰረታዊ ዝበሃል ኮይኑ ኣብ መንጎ ማሕበረሰብን ህዝብን ዝካየድ ናይ ፖሎቲካ ቁዋም ይኩን ብቁዋም መልክዕ ይኩን እንተስ ብተሳትፎ መልክዕ ዝካየድ ፖሎቲካ ይበሃል።

ኣርክቴክቸርን ህንፃን ስራሕን ክንብል ከለና እዚ ኣብ ደቂ ሰባት እቲ ኣገዳስን ወሳንን ኮይኑ እዚ ድማ ናይ ስነ ህንፃን ምህንድስናን ዘርፊ ዝሰርሕ ፡፡

መጋየፂ ማለት ደቂ ሰባት ካብቶም መሰረታውን ኣገዳሲ ነገራት ደቂ ሳባት ፀቢቆምን ማዕሪጎምን ንክረአዩ መጋየፂ ይጥቀሙ እዮም፡፡ እዚ ድማ ከም ወርቂ፣ ቡሩር ናይ ሓፂን ዝኣምሰሉ ካልኦትን እዮም፡፡

መስተ ማለት ደቂ ሰባት ካብቶም ዝጥቀምሎም ሓደ ኮይኑ ቤት ምግቢ ማለት ደቂ ሰባት ዝበልዕሉ እንትኮን መስተ ማለት ድም ደቂ ሰባት ዝሰትይሉ ኮይኑ እዚ ድማ ከም ስዋ፣ ሚየስ፣ ቢራ

ታሪክን ተፈጥሮን ማለት ሓደ ቦታ ወይ ድማ ሓደ ከባቢ ታሪካን ተፈጥሮካን እንዳፈለጥካ እትኸደሉ መንገዲ ንኣብነት ታሪኻዊ ቦታታት እንብሎም ከም ሓወልቲ ኣኸሱም ላሊበላን ካልኦት ዝተፈላለዩ ቦታታት ዓይነታት ታሪካውን ተፈጥረኣውን ቦታታት ኢልና ንፅዎዖም።

ስፖርት፦ ስፖርት ማለት ንደቂሰባት ኣገዳስን ጠቃሚን ዝኮነ እንትከውን እዚ ድማ ስፖርት ኣካላዊ ብቅዓትካ ዝተስተካከለ ቁመና ንክህልየካ ዝገብር ዓይነት እዩ።

ኤለክትሮንክስ ማላት ብኤሌትሪክ ዝጥቀመሎም ዓይነታት ንብረት እንትኮን ንኣብነት ከም ስልክ፣ ቴለቨጅን ፣ፍርጅ ካልኦት ዝተፈላለዩ ዓይነታት ኣብ ገዛ ወስድና ኢና ንጥቀመሎም ዓይነታት ኤልትሮንክስ ኢልና ንፅውዖም ንክእል ማለት እዩ።

ጉዕዞን ትሪዝምን ስደት ማለት ካፍቶም ኣገዳሲ ካብ ዝባሃሉ ኾይኖም ካብ ሓደ ዓዲ ናብ ሓደ ዓዲ ብመልክዕ ቱሪዝም ዝግበር እንቅስቃሴ እንትኾን እዚ ድማ ንሓንቲ ሃገር ዓብይ ዕብየትን እዩ፡፡

ኣትክልትን ኣሕምልትን ማለት ኣትክልትን ኣሕምልትን ብሳይንስ ካብ ዝተሓገዙ ጠቃሚን ኣገደስን ኮይኑ ከም ቆስጣ፣ ሳላጣ፣ ጎመን እዮም።

ተፈላጥቲ ሰባት ክንብል ከለና እቶም ኣብ ዓለምና ግዙፋት እንተስ ብማሕበራዊ ሚድያ ይኩን እንተስ ብዝተፈላለዩ ሰባት እንሪኦም ፉሉጣት ሰባት ተፈለጥቲ ሰባት ይባሃሉ፡፡

መጋየፂ ማለት ካብቶም ደቂ ሰባት ብኣብዘሓ ዝጥቀምሎም ኮይኖም እዚ ድማ ከም መመላክዕን መፀበቅን ዝጥቀምሉ ኮይኖም ከም ወርቂ ፣ብሩር ፣ንሓስን ዝኣመሰሉ እዮም።

ትራንስፖርትን ተሽከርከርቲን ማለት ንሓደ ሕብረተሰብ ወይ ድማ ማሕበረሰብ አዝዩ ጠቃሚ እንትኸውን ንአብነት ከም መኪና ካልኦት ዝተፈላለዩ ዓይነታት ሕብረተሰብና ክግልገልሉ ዝክእል ትራንሰፖርትን ተሽከርከርትን ኢልና ንገልፆ፡፡

መሳርሒ ማለት ካብቶም መሰረታውን ኣገዳስን ነገር ካብ ዝበሃሉ ኮይኑ እዚ ደማ ስራሕቲ ዘቃላጥፈልና ኮይኑ ከም መዋሮ ፣ሚሳር እዮም።

ሕብረተሰብን ስድራን ማለት ኣብ ሓደ ከባቢ ወይ ድማ ኣብ ሓደ ማሕበረሰብን ሕብረተሰብን ብሓባር ዝነብሩ ሕብረተሰብን ስድራን ኢልና ክንፅዉዖም ንኽእል ኢና ማለት እዩ፡፡

መፋለጢ ማለት ደቂ ሰባት ትካሎም ይኩን ንግዶም ብመልክዕ ማሕበራዊ ሚድያ ቲክቶክን ካልኦት ነገራት ከፋልጡ እንተለዉ መፋለጢ ይባሃል፡፡

ሙዚቃ ማለት ንደቂ ሰባት ካብ ጭንቀት ካብ ዝተፈላለያ ዓይነታት ኣእምሮና ከሐድሰልና ዝኽእል እንትኸውን ንሱ ድማ ኣብ ክልተ ንኸፍሎ ዘመናዊ ሙዚቃን ባህላዊ ሙዚቃን ኢልና ኣብ ክልተ ንኸፍሎ ማለት እዪ።

መጋየፂ ማለት ደቂ ሰባት ካብ ዝጥቀምሉ መሰረተዊ ነገር ደቂ ሰባት ተመላኪዖምን ፀቢቆምን ንክወፁ መጋየፂ ይጥቀሙ፡፡ ካብዞም መጋየፂ ዝጥቀሙ ድማ ወርቂ፣ ብሩር ንሓስን እዮም፡፡

አርማ ማለት ናይ ሓደ ትካል ወይ ድማ ናይ ሓደ ክለብ ዝተፈለየ መፍለይ አርማ ኢልና ንፅዎዖ ንክእል:: ንአብነት ከም ጋንታ መቀለ ሰብዓ እንደርታ አርማ ወይ ድማ ከም ጋንታ ወለዋሎ ዝተፈለየ ናይ ዝተፈላለዩ ድርጅታት መፍለይ አርማ ኢልና ክንፅዎዖ ንክእል፡፡

መሰረታዊ ልምዓት ማለት መሰረታዊ ልምዓት ደቂ ሰባት ካፍቶም አድለይቲ ዝበሃሉ መሰረታዊ ነገር ሓደ ኾይኑ ፤ እዚ ድማ ከም ኤሌክትሪክ፣ ማይ፣ መብራህትን ኻልኦት ነገራትን እዮም፡፡

ሙዚቃ ማለት ካብቶም ደቂ ሰባት ካብ ዝጥቀምሉ ሓደ ኮይኑ እዚ ድማ ከም መዘናግዒ ኮይኑ ማሕበረሰብና ዝጥቀመሉ፤ እዚ ድማ ኣብ መርዓ፣ ኣብ ክርስትና ኣብ ዝተፈላለዩ ነገር ዝጥቀመሉ ባህላዊ እዩ፡፡

ሕጊ አክበርቲ ማለት ኣብ ሓደ ኣብ ሓደ ዓዲ ሕጊ ጥሕሰትን ገበንን ንከይፍፀም ምክልካል ተባሂሉ ዝግበር እንትኮን እዚ ድማ ከም ፖሊስ፣ ትራፊክን ካልኦትን እዮም፡፡

ጫማ ማለት ደቂ ሰባት ካብቶም መሰረታዊ ኣገደስቲ ካብ ዝባሃሉ ሓደ ኮይኑ ደቂ ሰባት ዕሾክ ከይወግኦን ዕንቅፋት ከየጋጥሞም ካብ ዝጥቀምሉ ሓደ ጫማ ይባሃል፡፡

ስራሕ ማለት ካብቶም ኣገዳስን ጠቃምን ካብ ዝበሃሉ ሓደ ኮይኑ እዚ ድማ ደቂ ሰባት ናብረኦምን ስድረኦምን ንምምሕያሽ ክብሉ ስራሕ ምስራሕ ማለት እዩ።

ምግብታት ማለት ደቂ ሰባት ካብቶም ኣገዳሲን ጠቀምቲ ነገራት ሓደ ኮይኖም እዚ ድማ ምግቢ ይበሃል ።ምግቢ ኣድላይ ካብቶም ዝበሃሉ ነገራት ሓደ እዩ።

ፅሕፈትን መሳርሕን ማለት ንደቂ ሰባት አድለይቲ ካብ ዝኮኑ ሓደ ፅሕፈት መሳርሒ እንትኮን ንአብነት ከም ሹት፣ እስክርቢቶ፣ እርሳስ፣ ፓርከር ካልኦት ዝተፈላለዩ ዓይነታት እንጥቀመሎም ፅሕፈትን መሳርሕን ኢልና ንፅወዖም ንክእል።

ሰባት ማለት ካብ ደቂ ሰባት ጎሊሆም ዝወፁ እንትኮኑ እዚ ማለት ድማ ብመልክዕ ማሕበራዊ ሚድያ ብመልክዕ ፖለቲካ ካብ ደቂ ሰባት ፍልይ ዝበሉ እንትኮኑ እዚኦም ድማ ተፈለጥቲ ሰባት ንብሎም፡፡

ማሽናት ማለት ንደቂ ሰባት መቀላጠፊ ስራሕ ኮይኑ እዚ ድማ ከም ናይ ጁስ መፅሞቒ፣ ቻርጀር፣ ኮምፒዩተር ዝኣመሳሰሉን ካልኦትን እዮም፡፡

መስታት ክልተ ዓይነት መስታት ኣለዉ፡፡ ንሰቶም ድማ ደረቅን ልሰሉሱን ይባሃሉ፡፡ ደረቅ ክንብል ከለና ከም ሜስ፣ ስዋ እንትኮኑ እንተለዉ ከም ልስሉስ ድማ ከም ቢራ ኣልኮል ዝተፈላለዩን እዩ፡፡

መሰረታዊ ግልጋሎት ማለት ንደቂ ሰባት ካብቶም ኣገዳስን መሰረታዊ ነገርን ካብ ዝባሃሉ ሓደ ኾይኖም እዚ ድማ ከም መብራህቲ፣ ማይ፣ ኤሌክትሪክ ዝኣመሰሉን ካልኦትን እዮም።

መፅሓፍን ጋዜጣን ማለት ደቂ ሰባት ኣብ እዋናዊ ናብረኦም እንታይ ዓይነት ሓዱሽ ነገር እኒኦ ብምባል ብመልክዕ መፅሓፍን ጋዜጣን ክረኽብዎ ይኽእሉ እዮም፡፡

ንግድን ምትዕድዳግን ማለት ሓደ ሕብረተሰብ ወይድማ ማሕበረሰብ ብሓባር ዝተዓዳደገሉን ዝሻዋወጠሉን እንትከውን ዝተፈላለዩ ንግድታት ንኣብነት ከም ጥራይ ካልኦት ዝተመሳሰሉን ንግድን ምትዕድዳግን ኢልና ንገልፆም ማለት እዩ።

ቤት ምግብን መስተን፡- ቤት ምግብን መስተን ማለት እንዳምብን እንዳመስተን ኮይኑ እንተጠሚና እንበልዐሉ እንፀሚኡና ከዓ ፃምእና እንዕንገለሉ ቤት ምግብን መስተን ይባሃል፡፡

መሳርሒ ማለት ንደቂ ሰባት ስራሕ ከቀላጥፈሎም እንክእል እንትከውን ንኣብነት ከም መባሮ፣ ሚሳር፣ መጋዝ ኮታስ ካልኦት ዝተፈላለዩ ዓይነታት መሳርሒ ኢልካ ክንፅውዖም ንክእል፡፡

መፅሓፍትን ጋዜጣን ማለት ሓደ ሕብረተ ሰብ ወይድማ ማሕበረሰብ ብመፅሓፍን ጋዜጣን ኣቢሎም ብዛዕባ ወቅታዊ ነገራት ብዛዕባ ሃገሮም ዓለም ከመይ ከም ዘላን ዝፈልጠሉን ብመፅሓፍን ጋዜጣን ኣቢሉ ክረክብ ይክእል፡፡

ማሕበራዊ ሚድያ ማለት ካብቶም ደቂ ሰባት ብኣብዝሓ ዝጥቀምሉ ዓይነት ኮይኑ፡፡ እዚ ድማ ከም ፌስቡክ፣ ትዊተር፣ ኢንስታግራም ዩቲቭን ካልኦታት ዝኣምሳሰሉ እዮም፡፡

ተፈጥሮን ኣካባቢን ማለት እዚ መሰረታዊን ኣገዳሲ ኮይኑ እዚ ድማ ተፈጥሮን ኣካባቢን ክንብል ከለና ናይ ሓደ ቦታ ኣካባቢኡን ኣቀማምጥኡን መሬቱን ተፈጥራዊ ኣካባቢ ይባሃል።

መጋየፂ መመላክዕን ማለት ደቂ ሰባት ካብቶምኣገዳስን ጠቃምን ዝብሃሉ ሓደ ኮይኑ ንደቂ ሰባት ተጋይፆም ተመላኪዖምን ንክወፁ ዘድልዮም እንትኾን እዚ ድማ ከም ወርቂ ፣ቡሩር፣ ነሃስን እዮም።

መሰረታዊ አገልግሎት ዝበሃሉ መሰረታዊ አገልግሎት ዝበሃሉ ንደቂ ሰባት እቲ አገዳሲን ወሳኒን ነገር ካብ ዝበሃሉ ሓደ ኮይኖም ፤ እዚ ድማ ከም መብራህቲ፣ ማይ፣ ኤሌትሪክ ኮታስ ካልኦት ነገራት እኒአ እዩ፡፡

ንግድን ምትዕድዳግን ማለት ደቂ ሰባት ካብዚ መሰረታዊ ነገራት ኮይኑ እዚ ድማ ደቂ ሰባት ኣቕሓ ንኽገዝኡ ንኽዕድጉን ክቀያየሩን ዘገልግለና ንግድን ምትዕድዳግን ይብሃል፡፡

እስፖርት ማለት እቲ መሰረታውን ኣገዳስን ኮይኑ ደቂ ሰባት ዝተስተከከለ ቁመና ንክህልዮም ዝገብር እስፖርት ይባሃል፡፡

መጋየፅን መመላከዕትን ማለት ደቂ ሰባት ካብዞም ዝጥቀሙሉ ኮይኑ እዚ ድማ ፀቢቆም ማዕሪጎምን ንክወፁ መጋየፂ ይጥቀሙ፤ እዚ ወርቂ፣ ብሩር ነሃስን እዮም።

መስተታተ ማለት ንደቂ ስባት ካብቶም አገደስትን ጠቐምትን ንአካላት ካብ ዝሀባሉ ሓደ ኮይኖም እዚ ድማ ከም ስዋ፣ ማይ፣ አረቂ፣ ቢራ ዝአመስሉ እዮም፡፡

መሰረታዊ ግልጋሎት ማለት ሓደ ማሕበረሰብ ወይድማ ሕብረተሰብ ብሓባር ዝግልገለሎም እንትኾን ፤ ንሶም ድማ፡-ንአብነት ድማ ፅርግያ፣ መብራህቲ፣ ጥዕና ጣብያ፣ ቤት ትምህርቲ ካልኦት ዝተፈላለዩ ዓይነታት ብሓባር ዝግልገለሎም መሰረታዊ ግልጋሎት ኢልና ንፅውዖም፡፡

ትራንስፖርትን ተሽከርከርትን ማለት ንሓደ ሕብረተሰብ ወይ ድማ ማሕበረሰብ ኣድላዪ ካብ ዝኾኑ ሓደ ኮይኑ ንኣብነት ከም መኪና ኮታስ ካልኦትን ዝተፈላለዩ ዓይነታት ትራንስፖርትን ተሽከርከርትን ኢልና ክንፅዉዖም ንኽእል ።

ተፈለጥቲ ሰባት ማለት ካብ ደቂ ሰባት ፍልይ ኢሎም ዝወፁ እንትኮኑ እዚ ድማ ብማሕበራዊ ሚድያ ይኩን ብፌስቡክ ኮታስ ብዩቲቭ ብዝተፈላለዩ ካብ ደቂ ሰባት ብአተሓሳስባ ይኩን ብካሊእ ውፅእ ኢሎም ዝተረከቡ ተፈለጥቲ ሰባት ይብሃሉ፡፡

ስፖርት ማለት ካብቶም መሰረታዊ ነገራት ኮይኑ ደቂ ሰባት ዕለታዊ ተግባሮም ካብ ዝጥቀሙሎም ሓደ ኾይኑ ተክለ ሰውነት ንምህናፅ ከምኡ ውን ኣቋም ንምስትኸኻል ካብዝጥቀሙሉ ስፖርቲ

ሕብረተሰብን ስድራን ማለት ኣብ ሓደ ከባቢ ወይ ድማ ኣብ ሓደ ቦታ ብሓባር ዝነብሩ ማሕበረሰብ ወይ ድማ ሕብረተሰብ ብሓባር ዝነብሩሉ ቦታታት ሕብረተሰብን ስድራን ኢልና ክንፅዉዖም ንኽእል ኢና ማለት እዪ ።

ንግዲን ምትዕድዳን ማለት ደቂ ሰባት ካብቶም አገደስቲ ዝበሃሉ ነገራት ሓደ ኮይኖም ፤ደቂ ሰባት ናብ ዕዳጋ ይኩን ናብ ዝተፈላለዩ ብምካድ ብመልክዕ አቑሑ ይኩን ብዝተፈላለዩ ንግዲን ምትዕድዳግን ክገብሩ ከለው ንግዲን ምትዕድዳግን ይበሃል፡፡

ሃይማኖት ማለት ኣብ ሓደ ዓዲ እቲ ኣገዳሲን መሰረታዉን ነገር ኮይኑ ሓደ ሰብ ካብ ሓደ ሰብ ንፈላል ንፈላልየሉ መልክዕ ሃይማኖት ንብሎ እዚ ድማ ከም ኦረቶዶክስ፣ ሙስሊም፣ ፕሮቴስታንት እዮም።

ሱፐርማኬት አቑሑ ማለት ካብቶም ንደቂ ሰባት ኣዝዮም አገዳሲ ካብ ዝበሃሉ ነገራት ኮይኑ፤ ደቂ ሰባት ብዘመናዊ መልክዕ ካብ ዝጥቀምሎም ነገራት ሓደ ኮይኑ፤ እዚ ድማ ከም ቸኮሌት፣ ለውዝ ዝአመሰሉ እዮም፡፡

ዕፅዋት ማለት ዓይነታት ተክለ ኮይኑ ንሕክምና ወይ ድማ ንካልኦት ንጥቀመሎም እንትኮኑ ንኣብነት ከም ባህሪዛፍ ፣ሊሕፂ፣ ቁንዶ በረበረ ዝተፈላለዩ ዓይነታትን ዕፂዋት ኢልና ክንፅዎዖም ንክእል።

ናይ ገዛ ኣቁሑ ማለት ካብቶም ኣገዳስን ኣዝዩም መሰረታዊን ነገራት ካብ ዝበሃሉ ሓደ ኮይኖም እዚ ድማ ከም ጠረጰዛ ፣ሴፋ፣ ወንበርን እዩም።

ኣርማ ማለት ናይ ሓደ ትካል እቲ መሰረታዊን ኣገዳሲ ካብ ዝባሃሉ ሓደ ኮይኑ ሓደ ትካል ጎሊሁ ንክወፅእ ናይ ባዕሉ ኣርማ ወይድማ መለለይ ነገር ክህሉ ከሎ እዩ።

ትራንስፖርት ተሽከርከርት ማለት ሓደ ማሕበረሰብ ወይ ድማ ሓደ ሕብረተሰብን ብሓባር ዝግልገለሉ እንትኮን ንኣብነት ከም መኪና ካልኦት ዝተፈላለዩ ናይ መጓዓዓዝታትን ትራንስፖርት ተሽከርከርትን ኢልና ክንገልፆም ንክእል፡፡

ባንዴራ ማለት ናይ ሓደ ዓዲ መለለዩ መንነት እንትኸውን እዚ ድማ ካብ ሓንቲ ሃገር ናብ ሓንቲ ሃገር ክፈላለያሉ ዝኽእላ ብባንዴራ እዩ፡፡

ጥበብን ባህሊን ማለት ንሓደ ዓዲ ጥበቡን ባህሎምን ሓሊዮም ክከዱ ንክክእሉ ብመልክዕ ትምህርቲ ፣ብመልክዕ መፅሓፍ ብዝተፈላለዩ መልክዕ ዝንገር እዩ።

ቤት ምግብን መስተን ማለት ደቂ ሰባት ከይዶም ዝግልገልሉ እትኮኑ ኣብ ዝጠመዮም ሰዓት ከይዶም ምግቦም ዝበልዕሉ ወይ ድማ ፅምኦም ዘተርክስሉን ቤት ምግብን መስተን ተባሂሉ ዝፅዋዕ ይከውን ማለት እዩ።

ኣርማ ናይ ሓደ ትካል መግለፂ መለለይ መንነንት እንትኮን እዚ ድማ ናይቲ ትካል ሽም ይኩን ኣርምኡ ፍልይ ኢሉ ንክወፅእ ኣርማ የድልዮ።

ፋሽን ማለት ዝተፈላለዩ ዓይነታት በብግዝኡ ዝመፁ ፋሽን እዳተባሃሉ ዝፅውዑ እንትከኑ ንኣብነት ከም ክድን፣ ጫማ ኮታስ ካልኡት ዝተፈላለዩ ዓይነታት ፋሽን ኢልና ንፅወዖም።

ዜና ማለት ደቂ ሰባት ኣብ ዕለታዊ ተግባሮም ካብ ዝሰምዕሉ ሓደ ኮይኑ እዚ ድማ ካብ ሬድዮ፣ ጋዜጣ፣ ቴሌቪጅንን ካልኦት ነገራት ክሰምዑ ዝክእሉ እዮም።

እፅዋት ክንብል ተለና ኣብ ሓደ ዓዲ ኣብ ሓደ ማሕበረሰብ ዝቦቁል እፅዋት ወይ ድማ ተኽሊ እንትኸዉን ኣብነት ደሞ ዓይነታት እፅዋት ክንብልተለና ከም ባህርዛፍ፣ ሊሞ፣ ፅሕዲ ዝኣመሳሰሉ እዮም፡፡